ሆቴላት ኣብ ዓውደ ትሪዝምን ኣብ ዝተፍላለዩ ናይ ወፃእተኛታት ሰባት ኣብ ምቕባል እና ኣብዚኦም ይሰርሑ ኣለዉ፡፡ እዚ ተበራኺቱ ኽቕፅል ኣለዎ፡፡ ዝተፈላለዩ ወፃእተኛታት ምስኡድማ ድልጉም ቋዕርፍሎም ይኽእሉ፡፡

ኣብ መቐለ ኣብ ዝተፈላለዩ ቦታታት ቦንዳታት ክሽወጡ ኣብ ቀዳማይ ወያነ ኣብ ዓዲ ሓቂ ይኩን ኣብ ዝተፈላለዩ ቦታታት ይርከቡ። ሕሳራትን ርካሻትን እዩም ዳሓን ፅቡቅ እዩ ድማ።

ኣብ ድራይ ሆን ኣብ ማውኣላ ብዙኃት ወትላ ቲርከዉ ዝምኃድኣት እዝ ኣመጌልላን ምሓርሳት እነጕባ ጽቡቕ ሠራሕ ሠርኃ ኣለዉ ዘተፈራለትላት ስለ ዘለዉ ንሕዝን መሓሪስሎም ክበልዛሓምልልታ ጠዕኒ ጽቡቕ ኢዮም ስለዙይ እዚዮም ተዉራህተመቕፁ ኣለዎ።